ኣብ ናይ ትግራይ ወራር ሰዓት ኣብ ዝሓፈ 2013 ፀላኢ ወሪሩ ኣብ ዝኣተውሉ ትግራይ ንትግራይ ከም ምምሕዳር ኣብይ ኣሕመድ ሸይምዎ ዝነበረ ትግራዋይ፡፡

ኣዴታት ትግራይ ፀጉረን ካብ ዝስረሓኦም መንገድታት ሓደ እዩ፡፡ ያው ዝረአ ዘሎ ምስሊ እቲ ፀጉረን ናይ ዕብየት ምልክት ናብ ፃዕዳ ተቐይሩ ወይ ከዓ ስይበት ከም ዘሎ ይረአ፡፡

እዚ ምስሊ ዘርእየና ኣብ ኣየር መንገዲ መኽበርቲ ሕግን ሰነስርዓትን ኩነታትን ኣየር መንገዲ ኾይኑ ዘርእየና እቲ መኽበሪ ሕጊ ተከዲኒዎ ዘሎ ጉባኤ ናይቶም ሕግታትን ደንብታት መንገዲ ኣየር ዘርኢ ምስሊ እዩ።

እዚ ሰገን ይላፆ ኣሎ። መላፀ ብላማ ብባሄሊ ወለድና ናይ ተጋሩ ኾይኑ እዚ ማለት ድማ ህፃውንቲ እናሞቱ እንተትኽርዎን እዚ እንዶ ግደፍለይ ብዝብል።

መብዛሕትኡ ደቂ አንስትዮ ዝጥቀማሉ መማላክዒ ወይ ከዓ መጋየፂ ኮይኑ እዚ እዚ መጋየፂ ደቂ ኣንስትዩ ኣብ ከባቢ ከንፈረን ዝጥቀማሉ መጋየፂ

እዚ ዝረአ ዘሎ ግዙፍ ምስሊ ንሓደ ዝሰራሕናዮ ስራሕ ከም መፋለጢ ህዝቢ ክፈለጦ ንደሊ እንድሕር ዳኣ ኮይና ብከምዚ ዓይነት ዓብይ ብፅሑፍ ክርደአካ ንዝክእል ሰብ ክትገብሮ ኣለካ፡፡

እዚ እንስሳ ብዕራይ ዝበሃል ኸፍቲ ኮይኑ ያው ኣብ ከባቢ ገዛውቲ ተኣሲሩ ምግቢ ተቀሪብዎ ከም ዝሎ ዘርኢ ምስሊ እዩ።

ፅሕዲ ዝበሃል ተኽሊ ኣብ ውሽጢ ነዋሔቲ ሳዕሪ ተኸቢቡ ይርከብ። እዞም ነዋሕታ ሳዕሪ እዚኣቶም ከም መስርሒ ገዛ እውን ንጥቀመሎም ኢና።

እዚ ገዛ መጀመርያ ብእምኒ ተሰሪሑ ብድሕሪኡ አብ ላዕሊ ድማ ብሳዕሪ ዝተሸፈነ ኮይኑ አብ ገጠር ከባቢታት ንህዝቢ መንበሪ ዝኮውን ካብ ቁርን ማይን ዝካላከል እዩ።

ንሕርሻ ዝውዕል ማይ ካብ ጉድጓድ ብዲናሞ መክዕ ተቀዲሑ እንዳወፃ ዘርኢ ምስሊ እዩ ዘሎ፡፡ ነዚ ብዲናሞ ደጊፉ ዝሕዝ ከዓ ዝተሸጋገረ ኦም ተጠቂሞም ማለት ኣለዉ ማለትእዩ፡፡

ኣንበጣ ዝባሃል እንስሳ ኣብ ዝራእቲ ዓሪፉ ያው ኣብ ዝራእቲ ጥቅዓት ንከየብፅሕ ሃዲሙ ንክከይድ ያው ድምፂ ዘስምዕ ጣራዕራዕ እና በትሪ ሕዝካ እናጠፍጠፍካ ንምህዳም ።

ባህላዊ ልብሲ ኮይኑ ካብ ጡጥ ወይ ኸዓ ዓለባ ዝተሰርሐ ኣዴታትና ብኢደን ዝኣልምኦ ኽዳን እዩ።

እዚ ኣብ ምስሊ ዘርእየና ደቂ ኣነስትዮ ወይ ከዓ ደቂ ተባዕትዮ መመላክዒ ፀጉሪ ከም ዘሎ ዘርእ ምስሊ እዩ፡፡

ኣብ ነፁህ ዝኾነ ባይታ ምንፃፍ ዝዓሮፎ ወንበር ኣሎ ።ኣብዚ ዝባን ወንበር ድማ ጭራ ወይ ከዓ መልቀቂ ፅንፅያ መንገፊ ማለት እዩ ምስሊ እናተርአየ እዩ ዘሎ።

ክልተ እሞሆይ መምርኩሰን ሒዘን ኣብ ውሽጢ ቤ ፀሎት ኦርቶደኩስ ሃይማኖት ፆለተን እንዳፀለያ ዘርኢ ምስሊ ጎሊሁ ይረአ ኣሎ በቲ ማጋረጃ በቲ ግድግዳ ቤተ ፀሎት፡፡

ቀይሕ ሸጉርቲ መማቀሪ ፀብሒ ኾይኑ ያው እዚ ብምፍራዮም ናይ ኣታዊኦም ዘበራኽትሉ መንገዲ እዩ።

እዙይ ናይ ሕርሻ ወይከዓ መሶኖ ከባቢ ኾይኑ ያው እዙይ ሕርሻ ዝጥቀሞ ማይ ኸዓ ካብ ጉድጓጓድ ተዃዒቲ ከም ምዃኑ ዘርኢ ምስሊ እዩ።

እዚ እፅዌት ዓበይቲ ካብ ዝበሃሉ እፅዋታት ሓደ ኾይኑ ሽሙ ሞሞና እዬ ዝበሃል። እጺ ሞሞና ኣብ ላዕሊ ዕሾክ ዘውጽእ ተክሊ እዩ።

እዚ ምስሊ ናይ ትካል ምስሊ ኾይኑ ፤ እዚ ትካል ሐዚ ዝጅምር ትካል ኾይኑ እዚ ትካል ከዓ መሰረት ልምዓት ካብ ዝበሃሉ ትካላት ሓደ እዩ።

እዚ ቦታ መዝናነዪ ወይ ከዓ ካብ ድብርቲ መልቀቂ ቦታ ኾይኑ ያው ኣፍቲ ቦታ ወናብር እኒሀው ያው ኣየር ወይ ከዓ ብቀሊሉ ክትናፈሰሉ ትኽእል ቦታ እዩ ዘሎ።

እዞም መጋየፅታት ወይ ከዓ መመላክዕቲ ካብ ወርቂን፣ ናሃስን ብሩርን ዝስርሑ ጎባጉብ ወይ ከዓ መስቀል ናይ ሃይማኖት ተዋህዶ ቤተ ክርስትያን ዘርኢ ምስሊ እዮም፡፡ እዞም ጎባጉብ ከዓ ኣብ ክሳደን ዝኣስረኦም፡፡

እዚ ካብቶም ንምግብነት ዝውዕሉ ፃባ ካብ ዝባሃሉ ምግብታት ሓደ ኮይኑ እዚ መብዛሕትኡ ዝጥቀም ንህፃውንቲ ወይ ከዓ ዘክታማት ዝኮኑ ህፃውንቲ ከም ምግብነት ንክውዕል፡፡

እዚ መጋየፂ ደቂ ኣነስትዮ ኣሓትናን ወለድናን ኣብ ክሳደን ዝኣስረኦ መጋየፂ እዩ፡፡ እዚ መጋየፂ ካብ ናሃስ፣ ብሩር፣ ወርቂ ክስራሕ ዝክእል መጋየፂ እዩ፡፡

ሰብኣይን ሰበይትን ሓዊሱ ደቆም ኣብ ሓደ ስድራ ዝተላዓልዎ ፎቶ ዘርኢ ምስሊ እዩ፡፡ እዚ ምስሊ ዕድመ ከም ዝወሰደ ድማ ዘርኢ ምስሊ ፡፡